ዜና ኣውታር ኣብ ከባቢናን ኣብ ዓድናን ኣብ ሃገርናን ዝፍጠር ነገር ትኩስ ትኩስ መረጃ እንሰምዐሉ እንትከውን ኣዝዩ ዝግጁ ንክንከውን ይገብረልና እዩ፡፡ እና ዜና ኣውታር ምስማዕ ኣዝዩጠቃምን ደስ በሃልን እዩ፡፡